እዚ ኣብ ምስሊ እትሪእዎ ዘለኩም ዝተቀደሐ ቡን እንትኮውን ኣብ ጎኑ ድማ ዕጣን ኣሎ ሃገርና ድማ ካብቱ እትፍለጠሉ ሓደ ቡን እዩ።

እዚ ኣብ ምስሊ እትሪእዎ ዘለኹም ኣቅሓ እንታይ ተባሂሉ ይፅዋዕ? ንምንታይ እዩ ከ ዝጠቅመና? ዋግኡ ከ ክንደይ ይዕደግ?

እዚ ኣብ ምስሊ እትሪእዎ ዘለኹም ኣብ ከተማ ኣክሱም ዝርከብ መዕረፊ ኣጋይሽ ባህላዊ ትሕዝቶ ሓልዩ ዝርከብ እንትኸውን ሽሙ ካዓ ነጊሳ ሆቴል ይባሃል፡፡

እዚ አብ ምስሊ እትሪእዎ ዘለኩም አከዳድና ባህሊ እዩ። እዚ አከዳድና ባህሊ አብ ምንታይ ከባቢ እዩ ብፉሉይ ዝክደን ወይ ከዓ ዝዝውተር?

እዚ ኣብ ምስሊ እትሪእዎ ዘለኩም ኣብ ወሰን ፅሊም ፅርግያ ዝርከብ ናይ እንዳ ስእሊ እንትከዉን ሽሙ ከኣን ዋልታ ይበሃል ። ኣብ ከተማ ኣክሱም ይርከብ።

እዚ ኣብ ምስሊ እትሪእዎ ዘለኩም ኣከዳድና ናይ ፉሉይ ሓይሊ ናይ ትግራይ እዩ፡፡

እዚ ኣብ ምስሊ እትርእዎ ዘለኹም ካብ እስፖርትታት ጨወታታት ሓደ ኮይኑ ሽሙ ከዓ ጉያ ይባሃል፡፡ እዛ ኣብ ቅድሚት እትርከብ ዘላ ተወዳዳሪት ሽሙማ መን ትባሃል?

እዚ ኣብ ምስሊ እትርእዎ ዘለኩም ምግቢ ባህላዊ ኣመጋግባ ናይ ሓበሻ ምግቢ እዩ።

እዚ አብ ምስሊ እትሪኢዎ ዘለኹም ናይ ምንታይ ዓይነት ዓዲ አከዳድና ባህሊ እዩ? እዚ ደርፊ ኸ እንታይ ዓይነት ደርፊ እዩ? ሹማ ናይ ’ዛ ደርፊ አርእስቲ ተዛረቡ፡፡

እዙይ ኣብ ምስሊ እትርእይዎ ዘለኩም ካብ ዓይነታት መስተ ሓደ እንትከውን ሽሙ እንታይ ተባህሉ ይፅዋዕ? እንታይ ዓይነት ሕብሪ ከ እንይኤዎ?

እዚ ኣብ ምስሊ እትርእይዎ ዘለኩም ህንፃ ናይ ዩኒቨርስቲ ህንፃ እዩ። እታ ዩኒቨርስቲ ሽማ መን ተባሂላ ትፅዋዕ?

እዛ ኣብ ምስሊ እትሪእዋ ዘለኩም ወለዲት ናይ ምንታይ ባህሊ ኣቋንና እያ ተቖኒና ዘላ? ኣብ ኢዳ ዘሎ መጋየፂ ከ እንታይ ተባሂሉ ይፅዋዕ?

እዚ ኣብ ምስሊ እትርእይዎ ዘለኩም ኣከዳድና ናይ ተጋደልቲ ዓይነት ክዳን እዩ::

እዚ አብ ምስሊ እትሪእዎ ዘለኩም አብ ፀሊም ፅርግያ ጉኒ ዝርከብ ናይ መብራህቲ ሃይል ቦታ እዩ። አብ ከተማ አክሱም እዩ ከዓ እቲ ቦታ ።

እዚ ኣብ ምስሊ እትርእይዎ ዘለኹም ባህላዊ ኣከዳድና ኽዳን እዩ። እዚ ኣከዳድነና ኽዳን ብፍሉይ ኣብ ምንታይ ከባቢ ይኽደንዎ?

እዚ ኣብ ምስሊ እትሪእዎ ዘለኹም ዓይነት ምስሊ ካብ ዓይነታት ዝራእቲ ሓደ እዩ ስሙ ደግሞ ጣፍ ተባሂሉ ይፈለጥ እዚ ዘርኢ ገና ኣብ ምብፃሕ ይርከብ።

እዚ ኣብ ምስሊ እትሪእዎ ዘለኩም ኣብ ከባቢ ትግራይ ኮይኑ ብበዝሒ ድማ ኣብ ከባቢ ገጠር ዝስራሕ ዓይነት ኣሰራርሓ ናይ ገዛ ዓይነት እዩ፡፡ ሽሙ ድማ ሰቀላ ተባሂሉ ይፍለጥ፡፡

እዚ ኣብ ምስሊ እትርእይዎ ዘለኹም ናይ ንግዲ ቦታ እንትኸውን እዚ ናይ ንግዲ ቦታ ኣብ ምንታይ ይርከብ? እንታይ ዓይነት ኣቅሓ ኸ ይሸጡ ኣለው?

እዚ ኣብ ምስሊ እትርእይዎ ዘለኹም ናይ ዝተፈላለየ ዓይነት ጨናታት ናይ መሸየጢ ቦታ እዩ ዝደለኻዮ ዓይነት ጨና ኸዓ መሪፅካ ምዕዳግ ይከኣል እዩ ።

እዚ ኣብ ምስሊ እትርእዎ ዘለኩም ካብ ባህላዊ ሕክምናታት እንጥቀመሎም መድሓኒት ሓደ እንትኸውን ሽሙ እንታይ ተባሂሉ ይፅዋዕ?

እዚ ኣብ ምስሊ እትሪእዎ ዘለኹም ዝተፈላለዩ ናይ ምግብነት ካልኦት ነገራትን መሸጢ ቦታ እንትኸውን ዝደለኻዮ ዓይነት ከዓ መሪፅካ ምግዛእ ይካኣል እዩ።

እዚ ኣብ ምስሊ እተርእይዎ ዘለኩም ካበ ስፖርትታት ፀወታታት ሓደ እንትከውን ሽሙ እንታይ ተባሂሉ ይፅዋዕ? እታ ክለብ ከ ታይ ተባሂላ ትፅዋዕ?

እዚ ኣብ ምስሊ እትሪእዎ ዘለኩም ካብ ዓይነታት ዝረኣቲ ሓደ ኮይኑ ሽሙ ድማ ጣፍ ይበሃል። እዚ ኣብ ምስሊ ንሪኦም ዘለና ሰባት ድማ ኣብ ዓፂድ ተዋፊሮም ይርከቡ ኣለዉ።

እዚን ኣብ ምስሊ እትርእዎን ዘለኩም እስፖርተኛታት እንታይ ዓይነት ናይ እስፖርቲ ጨወታ እዩን ዝጫወታ እንታይ ዓይነት ሕብሪ ክዳን ከ ገይረን ኣለዋ?

እዚ ኣብ ምስሊ እትርኢዎ ዘለኩም ተፈጥራዊ ጎቦ ኣብ ምንታይ ክልል ይርከብ ፍሉይ ቦታ ናይቲ ከባቢ ከ እንታይ ተባሂሉ ይፅዋዕ?

እዚ ኣብ ምስሊ እትርእዎ ዘለኩም ናይ መዚቃ መሳርሒ ሽሙ እንታይ ተበሂሉ ይፅዋዕ? በዝሒ ናይቲ መዚቃ መሳርሒ ከ ክንደይ እንሄ?

እዚ ኣብ ምስሊ እትሪእዎ ዘለኹም ናይ ሕርሻ ቦታ ኣብ ምንታይ ከባቢ ይርከብ? እዚ ዓይነት ዘራእቲ ተዘሪኡ ዘሎ ናይ ኣትክልቲ ሽሞም ከ መን ተባሂሎም ይፍለጡ?

እዛ ኣብ ምስሊ እትርእይዋ ዘለኩም ካብ አንስሳ ዘቤታት ዝባሃሉ ሓደ እያ። እዛ እንስሳ ዘቤት እዚኣ ሽማ መን ትበሃል? እንታይ ከ ምግቢ ትበልዕ ኣላ?

እዚ አብ ምስሊ እትሪኢዎ ዘለኩም አብ ከተማ አክሱም እዩ፡፡ እዚ ከባቢ ፉሉይ ቦታ መን ተባሂሉ ይፅዋዕ? ወይ ከዓኒ ይፍለጥ?

እዚ ኣብ ምስሊ እትሪእዎ ዘለኩም ባህላዊ ኣመጋግባ ምግቢ ኣብ ከባቢ ዓጋመ ዝምገብዎ ምግቢ እንትከውን ሽሙ ድማ ጥሕሎ ተባሂሉ ይፍለጥ፡፡

እዚ ኣብ ምስሊ እትሪእዎ ዘለኩን ናይ ትግራይ ባህላዊ ቁናኖ እንትከውን ናይ ዘይተመርዓወት ጓል እትቆነኖ ቁኖ እዩ፡፡ ተጠቂማትሉ ዘላ መመለኪዒ ድማ እቲ ኣብ ግምባራ ዘሎ ዛዕጎል ይባሃል እቲ ኣብ እዝና ዘሎ ድማ ሶቂር ይባሃል፡፡

እዚ ኣብ ምስሊ ትሪእዎ ዘለኩም ጀነራል ራእሲ ኣሉላ ኣባ ነጋ ይበሃል ኣብ ኩናት ዓድዋ ዝለዓለ ኣስተዋጽኦ ዝገበረ ጅግና እዩ።

እዚ ኣብ ምስሊ እትርእይዎ ዘለኹም ኣብ ከተማ ኣኽሱም ፉሉይ ቦትኡ ኽዓ ከባቢ ሳንሻይን ተባሂሉ ይጽዋዕ።

እዛ አብ ምሰሊ እትሪኡዋ ዘለኩም ኮምሽን መረፃ ብሔራዊ ክልላዊ መንግስቲ ትግራይ ዝብል ፅሑፉ ዘለዋ አርማ ናይ ምንታይ አርማ እያ?

እዞም አብ ምስሊ እትሪኢዎ ዘለኩም አቦ ናይ አርቶዶክስ ሃይማኖት አገልጋሊ እንትኮኑ አብ ኢዶም ሒዞሞ ዘለው እንታይ ተባሂሉ ይፅዋዕ?

እዚ ኣብ ምስሊ እትሪኢዎ ዘለኹም ኣብ ከባቢ ገጠር ዝስራሕ ኣሰራርሓ ገዛ እንትኸውን ሽሙ ድማ ጎጆ ተባሂሉ ይፍለጥ፡፡

እዚ ኣብ ምስሊ እትሪዎ ዘለኹም ኣብ ከተማ ኣኽሱም ከባቢ እንትኸውን ፍሉይ ቦታ ናይቲ ኸባቢ መን ተባሂሉ ይፅዋዕ? እዛ ኣብ ቅድሜና ንሪኣ ዘለና ሓወልቲ ኸ ብመዓዝ ዓ.ም ተሰሪሓ?

እዛ ኣብ ምስሊ እትሪእዋ ዘለኩም ካብ ኣዕዋፋት ዘርኢ ሓንቲ ኮይና ሽማ ድማ ዒፍ ዋሪ ተባሂላ እትፍለጥ ዓይነት ዒፍ እያ፡፡

እዚ ኣብ ምስሊ እትርእይዎ ዘለኩም ካብ ህንፃታት መሰርሕ ሓደ እንትከውን ሽሙ እንታይ ተበሂሉ ይፅዋዕ? ንምንታይ ኢና ከ ንጥቀመሉ?

እዞም ኣብ ምስሊ እትርእይዎም ዘለኹም ኣቦታት ናይ ጥምቀት ብዓል እንዳኽበሩ ይርከቡ። እዚ ዘኽብርዎ ዘለዉ ናይ ጥምቀት ብዓል ኣብ ምንታይ ከተማ እዩ?

እዚ ኣብ ምስሊ እትሪእዎ ዘለኩም ካብ ዘበናዊ ሕርሻታት እንጥቀመሎም ሓደ እዩ ጥቅሙ ድማ ግዜናን ጉልበትናን ንምቁጣብ ይጠቅመና፡፡

እዞም ኣብ ምስሊ እትሪእዎም ዘለኹም ኮፍ ኢሎም ዝንኤዉ ሰባት ኣብ ምንታይ ከባቢ እዮም ዝንኤዉ? እንታይ እንዳሰርሑ እዮም ከ ዘለዉ?

እዚ አብ ምስሊ እትሪኢዎ ዘለኹም ባህላዊ አከዳዳና ክዳን ከምኡ እውን ጌፃጌፅ ጌራቶም ዝኒኣ ኣብ ምንታይ ከባቢ ብበዚሒ ይግብር?

እዚ ኣብ ምስሊ እትሪእዎ ዘለኩም ካብ ዓይነታት ምግቢ ሓደ ኮይኑ ሽሙ ደማ ፍትፍት ተባሂሉ ይፍለጥ።

እዛ አብ ምስሊ እትርአ ዘላ ደራፊት ብናይ ባህሊ ክዳን ፀቢቃን ማዕሪጋን እትርአ ዘላ ሹማ መን ትበሃል? ናይ ምንታይ ዓይነት ቋንቋ ደርፊ እያ ኸ ትደርፍ?

እዙይ ኣብ ምስሊ እትርእይዎ ዘለኩም ቤተ ክስርትያን ከምኡ እውን ጎቦታትን ካልኦት ተክልታትን ዝርአ ዘሎ ኣብ ምንታይ ከባቢ እዩ?

እዚ ኣብ ምስሊ እትሪእዎ ዘለኹም ኣብ ፀሊም ፅርግያ ጎኒ ዝርከብ ናይ ሓባር መንበሪ ገዛ እዩ:: ፍሉይ ቦታ ድማ ኣብ ከተማ አኽሱም እዩ:: እዚ ድማ ካብቶም መሰረታዊ ልምዓት ዝበሃል ሓደ እዩ።

እዚ ኣብ ምስሊ እትርኢዎ ዘለኩም ካብ ዓይነታት ፍረ ሓደ ኮይኑ ሽሙ ድማ ፓፓዮ ተባሂሉ ይፅዋዕ፡፡

እዛ ኣብ ምስሊ እትርእይዋ ዘለኩም ካብ ዓይነታት ኣዕዋፍ ሓንቲ ኮይና ሽማ ከዓ ዋሪ ትባሃል። ካብተን ኣዝየን ጽቡቃትን ዉቁባትን ተባሂላ እትፍለጥ ዓይነት ዒፍ እያ።

እዚ ኣብ ምስል እትሪእዎ ዘለኩም ኣብ ከተማ አክሱም ከባቢ እዩ። እዚ ቦታ ፉሉይ ሽሙ እቲ ከባቢ እንታይ ተባሂሉ ይፅዋዕ?

እዚ ኣብ ምስሊ እትርእይዎ ዘለኩም ሓወልቲ ናይ መን ሓወልቲ እዩ ? ኣብ ምንታይ ከተማኸ ይርከብ? ፍሉይ ቦታ ናይቲ ኸበቢ ኸ መን ተበሂሉ ይፅዋዕ?

እዚ ኣብ ምስሊ እትርእዎ ዘለኹም ኣብ ከተማ ኣኽሱም ዝርከብ ሆቴል እዩ ።እዚ ባዓል 5ተ ኾኾው ሆቴል ሽሙ እንታይ ተባሂሉ ይፅዋዕ?